ሪልስቴት ማለት ኣፈልጥኽዋይ እኒኤኹ፣ እታ ሽም እኳ ይፈልጣ እንድየ ግን ትርጕማስ ታይ ምዃናስ ኣይፈልጥኩዋን እኒአኹ ይቕርታ ብጥዕሚ ይቅርታ ብጕዳ ሓፍተይ ጣዕሚ ይቅርታ ኣይፈልጥኽወን እዚኣ ሪሊስቴት ማለትሲ ታይ ምዃኑ ገዛ ነገር እዩ መሲሉኒ ዝሮዘሮ፡፡

ናይ ፀባ ምህርቲ ስቋት ማለት ዝተፈላለዩ ፀባንዉፂኢት ፀባን ዝሽወጥሉ ኾይኑ ከም ርጎኦ ስምቆ ዓውሶ ዘወገደ ዝኣመሳሰሩ ዝሽወፅሉ ቦታ ኾይኑ ያ ናይ ጸሽጥማለት እዩ ፀባን ውፂኢትፀባን ዘሽወጥ ማለት እዩ።

ናይ ውጭ ንግዲ ቢሮታት ናይ ገንዘብ ልውጥ ክየስኮታት ማለት ናይ ወፃእ ነጋድ ኣብ ቢሮኦም ኣትዮም ናይ ገንዘብ ልዉውጥ ክዮስኮታት ዝገብሩሉ እዩ። ድሕሪ ገንዘብ ምልውዋጥ ካዓ ደስ ዝበሎም ነገር ክገብሩሉ ይክእሉ ሃፋትም ስለዝኾኑ ገዛ ክገዝኡ ይክእሉ ያው ብዙ ቅርሺ ከዓ ስለ ዝእትዩ ኣነ ቆርማድ ድኻ እየ ምን ያው።

ናይ ሕዝቢ ኣገልግሎት ማለት ከም እኒ ሰለማዊ፣ ኽብረኣብ ገለገለ ዘተባሃሉ ሰባት ኣብኡ ኾይደም ዝግልገልሉ እዩ። እና ከምኡ ኢሉ ኸዓ ኣብ ከተማ ኣብ ገጠር ዘርከብ ናይ ዂሉ ሰብ ክግልገለሉ ዝኽእል ኣግርግሎት እዩ።

መኪና መሸጥ ማለት ዝተፈላለይ ምጐዓ እዚያታት በዕል ሠለሥ ግሪ፣ በዕል ኣርብዓት እግሪ ፣ምናምን ዘተፈላለይን ሽወጥሉ ኾይኑ ።ኣብ ከተማ ምናምን ዘርከብዩ ኣብ ገጠረይ የርከብን ።ካኡ ኸዓ ኣሳማኽበር።